ኣብ ደረቕ ኣኽራናዊ ከባቢታት ዝተተኽሉ ቴንዳታት ዩኒሴፍ ዘርኢ እዩ። ተመዛበልቲ ወይ ስደተኛታት ከም ማእከል ረድኤት ኮይኖም የገልግሉ። ኣብዞም ዳሳት ዩኒሴፍ ንህጻናት ዝወሃብ ቀንዲ ኣገልግሎታት እንታይ እዮም?

ሓደ ሰብኣይ ረጒድን ናይ ውግእ ቅዲ ኣውሊዕ ቀጠልያ ቡት ተኸዲኑ ኣሎ። እቶም ቡትስ ብሰንሰለት ዝተዓጽዉ መዕጸዊታት፡ ናይ ጎኒ ዚፐር፡ ከምኡ’ውን ኣዝዩ ረጒድን ጐድኒ ዘለዎን፣ ብፍላይ ኣብ ጸጋማይ እግሩ ዘሎ ቦት ብደገ ክእለ ንእሽቶ ጁባ ኣለዎ።

እተን ከረጢታት/መዳበርያታት ብጽፉፍ ምስ ዝተስርዓ፡ እቲ ከባቢ ዕዳጋ ወይ መኽዘን ከም ዝህሉን ዝተፈላለዩ ናይ ፀብሒ ጥረምረ ይሕብር። ኣብ ዕዳጋታት ውሽጢ ዓዲ ፍርያት እኽሊ ምምዛንን ምዕሻግን ኣብ ቀረብ ሰንሰለት ብኸመይ ይጸልዎ?

ኣብ ገጠራት ማሕበረሰባት ማይ ንምምፃእ ዝጥቀሙሉ ብጫ ጀሪካን ብጨርቂ ተሸኪማ እንዳኸደት እንትከውን፣ እቲ መንገዲ እምኒ ዝበዘሖ ገጠራዊት ቁሸት ምዃና ይሕብር።

ባህላዊ ክዳን ኣፍሪቃ ዝተኸድነት ጓል ኣንስተይቲ ኣብ መሬት ተንበርኪኻ ብኢድ መፍረ እኽሊ ክትጥሕን ወይ ክትደቁስ ትርአ። ኣብ ኣእዳዋን ኣብ ጸጉራን ዝተፈላለየ ምልክት ይርአ።

ናይ ገዛ አቁሑት ካብ ዝበሃሉ ሓደ ባደላ ኮይኑ ንእንቋቝሖ ንምብሳል ንካልኦትን ዓይነት ምግቢ ንምስሪሒ እንጥቀመሉ ማእከላይ መጠን ዘለዎ ድስቲ እዩ ።

ሰባት ናይ ውሕድ ዕቋር ማይ ይቀድሑ ኣለዉ፡፡ እዚ ንማይ ወለድ ሕማማት ዘቃልዕ እዩ፡፡ ማይ ወለድ ሕማማት ንምክልኻል ተጠቀምቲ እንታይ ክገብሩ ኣለዎም?

ዘመናዊ፣ ጻዕዳ፣ ክልተ ደብሪ ዘለዎ መንበሪ ህንጻ ኮይኑ ኣብ ህንጸት ይርከብ። ዓበይቲ መስኮታት ዘለዎ ኮይኑ፡ ብየማናይ ሸነኽ ድማ ብዕንጨይቲ ዝተሰርሐ መጽለሊ ጸሓይ ኣሎ። ኣብ ናሕሲ ዘመናዊ ህንጻ ብዕንጨይቲ ዝተሰርሐ መዋቕር (ፐርጎላ) ቀንዲ ዕላማ እንታይ እዩ?

የትግራይ ብስክሌት ልኡካን ቡዱን ዝብል መፋለጢ ጨርቂ ዝሓዙ ብሽክሌተኛታት ይርአዩ ኣለዉ፡፡ እዞም ብሽክሌተኛታት ኣብ ሃገራዊ ናይ ውድድር መድረኽ ዘለዉ እዮም ዝመስሉ፡፡

ኣብዚ ሕዚ እዋን ኣብ ቤተ እምነታትን ኣብ ቤት ትምህርቲታትን ኣስተምህሮ ትራፊክ ስለዘየለ እግረኛ ብየናይ መንገዲ ክጥቀሙ ከምዘለዎም ምስትውዓል ስለዘለዎምን ሕግታት ትራፊክ ከኽብሩ ከም ዘለዎምን ክህበረሎም ኣለዎ።

መብዛሕትአን እተን ኣረጊት ዝመስላ ጻዕዳ ፍሪጅን ፍሪዘርን ካብቲ ህንጻ ወጻኢ ተደራሪበን ኣለዋ። ኣብ ድሕሪት ዝርከቡ ህንጻታት ገጠር ወይ ከባቢ ከተማ ኮይኖም፡ ቆርቆሮን ፍኹስ ዝበለ ቀጠልያ መስኮት/ማዕጾን ኣለዎም። እዚ ናይ ኤሌክትሮኒክስ ጽገና ወይ መሸጢ ቦታ ክኸውን ይኽእል።

እዚ ዕንጨይቲ መደርደሪ የርኢ። ኣብ ላዕሊ ድማ"ሳኒታ ክለብ" ዝብል ጽሑፍ ዝተጻሕፈሎም ጸሊም ሳጹናት ኣለዉ፣ እዚኦም ዝተሰርሑ ናይ ቲሹ ሳጹናት እዮም። ኣብ ታሕቲ "ጽቡቕ ልስሉስ" ዝብል ጽሑፍ ዘለዎም ሰማያውን ጻዕዳን መስመር ዘለዎም ናይ ቲሹ ሳጹናት ኣለዉ።

ስነ-ስርዓት ሽልማት ዓባይ ጉያ ኢትዮጵያ 2023 ኣብ ምርኢት ይቐርብ። ሰለስተ ደቂ ተባዕትዮ ኣትሌታት፡ ኣራንሺ ቲሸርት ተኸዲኖም፡ ሽልማት ዘለዎ ዓቢ ባነርን ሒዞም ኣብ መድረኽ ደው ኢሎም። ኣየናይ ምልክትሽልማት እዩ ቀንዲ ናይቲ ውድድር ተዓዋቲ ዘርኢ?

እዚ መስመር ናይ ነዊሕ ርሕቀት ህዝባዊ ኣውቶቡሳት እዩ። ኣብ ኣውቶቡሳት ዝተፃሕፈ ጽሑፍ ብኣምሓርኛ እዩ። እዚ ድማ ኣብ መንጎ ዓበይቲ ከተማታት ኢትዮጵያ ንምጕዓዝ ዝጥቀሙሉ ዘራክብ ኣውቶቡሳት ምዃኑን ይሕብር።

እዚ ባህላዊ ኢትዮጵያዊ ክቢ ገዛ ዘርኢ እዩ። እቲ ገዛ ካብ እምኒ ዝተሰርሐ ኮይኑ፡ናሕሱ ካብ ጸጸር ዝተሰርሐ ኮይኑ፣ ገፊሕ ዙርያ ኣለዎ። እቲ መእተዊ ንእሽቶን ጸቢብን ኮይኑ፡ብጎኒ ዕንጨይቲ ዝተሰርሐ ህንጻ ኣለዎ። ቀጠልያ ቆጽሊ ወይ ዝራእቲ ኣብ ቅድሚት ኣብ መሬት ተዘርጊሑ ኣሎ።

ሓንቲ ጓል ኣነስተይቲ ብዕንጨይቲ ኣብ ዝሰርሕ መጎጎ እንጀራ ትስንክት ኣላ፡፡ ንጥዕና ኣብ ባህላዊ መጎጎ ምስንካት ዶ ይበልፅስ ኣብ ናይ ኤለክትሪክ መጎጎ?

ኣብዚ ሓንቲ ጓል ኣንስተይቲ ኣብ ዝፋን ኮፍ ኢላ፡ ጽቡቕን ሕብራዊን ክዳን ሓበሻ ተኸዲና ትርአ። ገጻ ብሓጎስ ዝተመልአ ኮይኑ፡ ከባቢኡ ድማ ብዕንበባታትን ዕምባባታትን ተሰሊሙ፡ ተበጻሒን ጽቡቕን ይገብሮ።

ኣብ ከተማታት እንስሳት ዘቤት ብስዲ ምስዳድን ምፍናውን ኣብቶም እንስሳት ይኹን ኣብ ጎደናታት ኣብ ዘለው ተክልታት ጉድኣት እናብፅሑ ስለዝርከቡ ሰብ ዋና እንስሳ ኣብ ገዛውቶም ኣፅዮም ከፍርዩን ከራብሑን ይግባእ።

ኣብ ትግራይ ካብ ዝርከቡ ናይ ኦርቶዶክስ ተዋህዶ ቤተ-ክርስትያን ኣብ ልዕሊ ጎቦ ኮውሒ ተሰሪሑ ምእመናን እንዳከዱ ዘቀድስሉን ዝሳለሙሉ፣ ፆሎት ዘብፅሑሉ እዩ።

እዚ ጕጅለ ቆልዑ ኻብ ተፈጥሮኣዊ ዓይኒ ማይ ወይ ካብ ንእሽቶ ምንጪ ማይ ማይ ኪእክቡ ኸለዉ የርኢ። ኣብ ቅድሚት ዘለዉ ኽልተ ቆልዑ ብጫ ጀሪካን መሊኦም ኣእዳዎም በቲ ካብ መሬት ዝመፅእ ማይ ወይ ንእሽቶ ሻምብቆ ይሓፀቡ ኣለዉ።

ነፀልኦም ብትእምርተ መስቀል ዝተኸደኑ ካህን ዓብዪ መስቀል ሒዞም ይርአዩ ኣለዉ፡፡ እዚ መስቀል ኣብ ናይ ቤተ ክርስቲያንን ኣብ ቀብርን ኣብ ግልጋሎት ዝውዕል እዩ፡፡ መስቀል ናይ ምንታይ ሃይማኖት ኣርማ እዩ?

ኣብ ቅድሚት ጻዕዳን ጸላምን ቲቪኤስ ኣፓቺ ሞተር ሳይክል ደው ኢላ ኣላ። ኣብ ውሽጢ እቲ ካፌ ብጫ መንበርን ጠረጴዛን ኣሎ። "Fresh bread availa ble" ዝብል ጽሑፍ ዘለዎካፈ ኣብ ኣየነይቲ ከተማ ወይ ከባቢ ኢትዮጵያ ይርከብ?

መስርዕ ናይ ኣፕል ኣይፎናት ዘርኢ ኮይኑ፡ መፍለይኣን ድማ ስክሪን እቲ ኣብ ድሕሪት ዘሎ ስሉስ ካሜራ ዘለዎ ስርዓት ፊርማ ኣፕል ዲዛይንን ሕብርታትን እዩ።

ኣባል ጋንታ ብሽክለታ ግልጋሎት ማይ ዓዲግራት ዘርኢ ፀብፃብ ዜና ኣካል እዩ። እቲ ቀንዲ መልእኽቲ "ኣባላት ጋንታ ብሽክለታ ኣገልግሎት ማይ ዓዲግራት ኣበርቲዖም ይሰርሑን ፅቡቕ ውፅኢት ይረኽቡን" ዝብል እዩ። ዝረአ ዘሎ ዋዕላ ስፖርት ብቀንዲ መን ይረአ ኣሎ?

ብሰንኪ ኣብ ትግራይ ዘሎ ኩናት ሰላማዊ ሰልፊ የርኢ። እቶም ሰልፈኛታት እቲ ኩናት ደው ክብል ዝጠልቡ እንትኾኑ "ኲናት ኣብ ትግራይ ዓገብ" ዝብል መልእኽቲ ዘለዎ ባነር ሒዞም ይርከቡ። እዚ ኣብ ምንታይ ቦታ ይኾን?

ኣብ ድሕሪት ሓያሎ ህንጻታትን ጽርግያታትን ልዑል ሰንሰለት ኣኽራንን ይርአ። ብየማን እታ ከተማ፡ ጕጅለ ህንጻታትን ሓምላይን ዘለዎ ጎቦ ኣሎ። እዛ ከተማ ኣብ ታሪኽ ኢትዮጵያ ክሳብ ክንደይ ኣገዳሲት እያ?

እዚ ኣብ መንገዲ ከተማ ተሰሪዖም ዓበይቲ ገዛውቲ ኣለዉ። ኣብ ቅድሜና ኣብ ወሰን ጽርግያ ኣርባዕተ ደርቢ ገዛ ኣሎ፣ ኣብ መንደቕ ድማ ዓበይቲ ሕብራዊ ናይ መወዓውዒ ፖስተራት ተለጢፉ ኣሎ።

እዚ ሰፊሕ ናይ ከተማ በሪ ኣብ ሓረር ናይ ዝርከብ ጀጐል ናይ ዝበሃል ህንፃ በሪ እዩ፡፡ እዚ ህንፃ ኣብ ዩኔስኮ ተመዝጊቡ ይርከብ፡፡

ቴኳንዶ ስፖርታዊ ውድድር እዩ። ክልተ ተወዳደርቲ ይበኣሱ ኣለዉ፡ ሓደ ዳኛ ድማ ኣብ ጥቓኡ ደው ኢሉ ኣሎ። እዚ ስእሊ ናይ ቴኳንዶ ስፖርት (ማርሻል ኣርት) ውድድር ዘርኢ እዩ።

እዚ ውቁብ ገጸ-ባህርይ ከበሳታት የርኢ እዚ ኸኣ ምናልባት ኣብ ዓቐበት ኣኽራን ዝርከብ ሕርሻ ኪኸውን ይኽእል እዩ። ኣብ ታሕቲ ናብ ስንጭሮ ሰፊሕ ትርኢት ዘለዎ ኣኽራን ወይ ከበሳይርከብ ። ኢትዮጵያ እዩ ዝመስል ብፍላይ ኣብ ከበሳታት ትግራይ ኣምሓራ እዩ።

እዚ ብስሚንቶ ዝተሰርሐ መብዛሕትኡ ግዜ ስሚንቶ ኮይኑ ።እቲ ኣብ ነፍሲ ወከፍ ሰደቓ ዘሎ ንድፊ ኣብ መገጣጠምን ንምሓዝን ይሕግዝ። መብዛሕትኡ ግዜ ካብ ስሚንቶን ሑፃን ፀፀርን እዩ ዝስራሕ ።

ብጥንቃቐ ዝተዘርአ ቀጠልያ **ግራት ዝራእቲ** ዘርኢ እዩ። እቲ መስርዕ ኣእካል ኣዝዩ ጽፉፍ ኮይኑ፡ ምዕቡል ኣገባብ ሕርሻ ወይ ምናልባት ንእሽቶ መስኖ ምጥቃም ዘመልክት እዩ። ሓረስቶት መብዛሕትኡ ግዜ ዓቕሞም ምፍራይ ንምዕባይ ኣብ ዝናብ ዘይብሉ ኩነታት ይምርኮሱ ዶ?

እዚ ናይ ኣምቡላንስ መካይን የርኢ። ቀይሕ መስቀል ዘለወን ፃዕዳ ማካይን እየን ኣብ ከተማ ዝመስል ቦታ ብመስርዕ ደው ኢላንዕዘብ አለና ።

እዚ ምግቢ እዚ መብዛሕትኡ ግዜ ጥረ ስጋ ከምኡውን "ኪትፎ" ተባሂሉ ዝፅዋዕ ናይ ኢትዮጵያ ጥረ ስጋ እዩ። እዚ ዓይነት ኣብ ኣብያተ-ምግቢ ኢትዮጵያ ብፍላይ ከኣ ንፍሉይ ኣጋጣሚታት ወይ ባህላዊ ምግቢ መብዛሕትኡ ግዜ ድማ ምስ ፈተውትካን ወይ ስድራቤት ይበልዑ።

ኣብ ዕንጨይቲ መደርደሪ ተዘርጊሖም ባህላዊ መሳርሒታት ኣለዉ። ብጸጋም ጻዕዳ ጡጥ ዕንጸይቲ፡ ብኻልእ ሸነኽ ድማ ሰለስተ ዓበይቲ ጡጥን ዕንጨይትን መሳርሒታት ኣለዉ። እዚኣቶም ኣብ ነዊሕ ዕንጨይቲ ብላዕልን ብታሕትን ንእሽቶ እምኒ ወይ ብረት ይሽርሸሩ። .

ጊታር ዝበሃል ናይ ሙዚቃ መሳርሒ ንርኢ ኣለና፡፡ ጊታር ዝፃወት ሰብ ጊታሪስት ይበሃል፡፡ ናይዚ ዘመናዊ ሙዚቃ መሳርሒ ጣዕመ ዜማ ትፈትዉዎ ዶ?

ኣብዚ ሕዚ እዋን ኣብ ክልልና ትግራይ ይኹን ኣብዚ እንነብረሉ ከባቢታት ብጣዕሚ ብዙሓት ቤት መድሓኒታትእናተኸፈቱ ይርከቡ። ይኹን እምበር ኣብ ኣወሃህባ እቲ ፍቃድ ብዙሕ ጉድለታት ከም ዘሎ ይዝረብ ስለዘሎ ክህሰበሉ ይግባእ።

ሓደ በዓል ክልተ ደብሪ ህንፃ ብብዝሒ መፋለጥታት ተጨናኒቑ ይርአ ኣሎ፡፡ መፋለጥታት ኣድለይቲ እዮም፡፡ እንትበዝሑ ግን ንፅባቐ ክጐድኡ ኣይኽእሉን ዶ ይመስለኩም?

ሓሙሽተ ሰባት ዝተፈላለየ ኣከዳድና ዝለበሱ ኣብ ቡናዊ መሬት ደው ክብሉ ይረኣዩ። እታ ብጸጋም ዘላ ሰበይቲ ብማይክሮፎን ትዛረብ ኣላ፤ እቶም ካልኦት ኣብ ቅድሚት ዘለዉ ኩሎም ብዕድመ ዝዓበዩን ባህላዊ ኣከዳድናን ኣከዳድናን ደው ዝበሉ ይመስሉ። ብኣግራብን ሕብራዊ መልክዓ ምድርን ዝተኸበቡ እዮም።

ስራሕ ዕንጨይቲ ወይ ጽርበት ዝካየደሉ ቦታ እዩ። ዝተፈላለዩ ናይ ዕንጨይቲ ነገራት ይቐርቡ: ከም ቀይሕ ሕብሪ ዝተለኽየ ካቢነ: ዘይተወድአ ዕንጨይቲ ጠረጴዛታት/ቤንች: ከምኡውን ንስራሕ ድሉዋት ዝኾኑ ሰሌዳታትን ምድሪቤታትን ይርከብዎ።

ኣብ የማናይ ኢዶም ኲናት፡ ኣብ ጸጋማይ ኢዶም ድማ ክቡርን ውቁብን ዋልታ ሒዞም ኣለዉ። ብድሕሪት ካልኦት ወተሃደራት ኣብ ዓውደ ውግእ ክዋግኡ ይረኣዩ። ባህላዊ ዋልታን ኲናትን ጎኒ ዘመናዊ ኣጽዋር (ከም ሽጉጥ) ኣብ ግዜ ኲናት ዓድዋ ከመይ ይጥቀሙሉ ነይሮም?

ኣብዚ ሓንቲ ሰበይቲ ኣብ ትሬድሚል ደው ኢላ ክትጎዪ ትርአ። ስፖርታዊ ክዳውንቲ ተኸዲና ኣላ፡ እቲ ትሬድሚል ድማ ኣብ ቅድሚት መቆጻጸሪ ዘለዎ ዘመናዊ መሳርሒ እዩ። ቀሊልን ሓጺርን ናይ ምውስዋስ ኣካላት ክካየድ ከምዘሎ ዘርኢ እዩ።

ኤፍ-35 ዝዓይነታ ነፋሪት ውግእ የርኢ። ኣብ ጸጋማይ ክፋል ናይቲ ነፋሪት ኣብ ኣየር ከርኢ እንከሎ፡ ኣብ የማናይ ክፋል ድማ እታ ነፋሪት ክትወድቕ ወይ ክትፈንጅር፡ ሓዊ ክትሕዝ ከላ ዘርኢ እዩ። እዛ ነፋሪት ኣበይን መዓስን እያ ተሓምሺሻ?

ፀለምቲ ፃፀ ኮይኖም ምግቢ ከም ሽኮር ወይ ድማ ቅብኣት ነገር እንትረኪቦም ብሓደ ተኣኪቦም ዓዓቅሞም ተሸኪቦም ነቲ ምግቢ እንዳወሰድዎ እዮም ።

ንሱ ድማ ሲሊንደራዊ ቀይሕ-ሓምላይ ብረት ቆርቆሮ ወይ ጥርሙዝ እዩ። ኣብ ልዕሊኡ ድማ ብሩር ሕብሪ ዘለዎ መኽደኒ ኣለዎ። እቲ ቆርቆሮ "ሻሊስ" ዝብል ብንጹር ዝተጻሕፈ ዓቢ ጽሑፍ ዘለዎ ኮይኑ፡ ኣብ ታሕቲ ድማ ንእሽቶ ጽሑፍ፡ ብኣምሓርኛ (ብፊደላት ገዕዝ) ኣሎ።

Cocacola ዝብል መፋለጢ ዝተፃሕፈላ ናይ መፋለጢ ፍርጅ ትርአ ኣላ፡፡ እዛ ፍርጅ ካብ ምህርትታት ኮካኮላ ወፃኢ ካልእ ዓይነት ተመሳሳሊ ምህርቲ ክትሕዝ ይፍቀደላ ዶ?

እዚ ኣብ ሜዳ ኣኽሱማውያን ዝርከቡ ዑናታት ደው ዝበሉ ሓወልተታት ዝወደቑ ሓውልትታትን ኣብ ትሕቲ ኣኻውሕ ተሰቒሎም ይረኣዩ ኣለው፤ ጽቡቕ ቅርጻ ታሪኽ ዘርእዩ ቦታታት እዮም።

ፍልይ ዝበለ ቁኖ ዝተቖነነት በይቲ ትርአ ኣላ፡፡ ደቂ ኣንስትዮ ቁኖ እንተተቖኒነን ፅባቐ እዩ ዝፈሰን፡፡ እዚ ዝኾነሉ ምኽንያት ካብ ምንታይ ዝብገስ ይኾን?

ናይ ካርዲ ፀወታ ኣብ ከባቢና ልሙድ እዩ፡፡ ካርታ ብዝተፈላለየ መንገዲ ክንፃወተሉ ንኽእል፡፡ ካብቶም ዓይነታት ፃውቲ ካርታ ገለ ኣብነታት ክትጠቕሱ ትኽእሉ ዶ?

እቲ መብራህቲ ዝርከበሉ ከባቢ ሳዕሪ ዝበዝሖ ከባቢ ኮይኑ ኣብ ታሕቲ ጸሊም ወይ ኣዝዩ ጸሊም ድሕረ ባይታ ዘለዎ እዩ። እዞም ተዓጻጻፊ ኤልኢዲ መብራህቲ ብቐንዱ ንናይ ውሽጢ ገዛ ስልማት ድዮም ወይስ ኣብ ደገ (ንኣብነት ንጀርዲን)?

ዙርያ ዝተኸደነት ወረጃ ኣዶ ኣብ ሶፋ ኮፍ ኢላ ትርአ ኣላ፡፡ ኣብዚ ደረኽ ዘላ እዛ ሰበይቲ ካብቲ ኣብኢ ዘሎ መፀባበቒ ንላዕሊ ደሚቓ ኣላ፡፡ ሰብ ባዕሉ መመላክዒ ክኸውን ይኽእል ዶ?

ጻዕዳ ኩባያ ጸሊም ቡንን ሳእኑን ኣብ ጻዕዳ ዕንጨይቲ ጠረጴዛ ኮፍ ኢሎም ኣለዉ። ካብቲ ቡን ስቲም ይለዓል ኣሎ፡ እዚ ድማ ውዑይ ምዃኑ የመልክት። ብመሰረት ኣፈ ታሪኽ ቡን ንመጀመርያ ግዜ ኣብ ኣየናይ ዞባ ኢትዮጵያ እዩ ተረኺቡ?

BGI Ethiopia ዝብል ኣርማ ንርኢ ኣለና፡፡ እዚ ትካል ኣብ ሃገርና ንዘለዉ ናይ ቢራ ፋብሪካታት ዳርጋ ኩሎም ኣብ ትሕቲኡ ዘእተወ እዩ፡፡ እዚ ነገር ናይ ኢኮነሚ ባርነት ዶ ኣይመስልን?

ዝበሰለን ዘይበሰለን ማንጎ እዮም። እቶም ማንጎታት ብዝተፈላለየ ሕብሪ ይመጹ፤ ገለ ፍረታት ንኣሽቱ ጸለምቲ ነጠብጣባት ወይ ጸገም ኣለዎም። ኣየኖት ማንጎታት እዮም ብሕብሪ ፍረታት መሰረት ንምብላዕ ድሉዋት ዝኾኑ?

እዚ ድማ ፍሬሽ ኵምራ ቀጠልያ ቆጽሊ ኣሕምልቲ ኣድሪ የርኢ። እዞም ቆጽሊ እዚኦም ቃንጫ ሽጉርቲ ወይ ሓምላይ ኣድሪ ክበሃሉ ይኽእሉ። እዞም ቆጽሊ እዚኦም ኣብ ባህላዊ ኣሰራርሓ ምግቢ ኢትዮጵያ ብኸመይ ይዳለዉ?

ኤረትራ ቅድሚ 35 ዓመታት ኣብ ኣካል ኢትዮጵያ ካብ ዝነበራ ሃገራት ሓንቲ እንትኸውን ኣብዚ ሕዚ እዋን ናይ ባዕላ ባንደራ ዘለዎ እንትከውን እዚ ድማ ይመስል ናይ ኤረትራ ባንደራ።

ኣብ ቅድሚት እቲ ዘመናዊ ህንጻ ይርአ ኣሎ። ብርሃን መዓልቲ መስኮትን ምልክትን ገለ ቀጠልያ ቁጥቋጥን ናይቲ ህንጻ ከም ዝረአ ድማ ይገብሮ።

ኣብ ትግራይ ካብ ዝርከቡ ጥንታዊያን መስጊድ ናይ እስልምና ተከተልቲ ኣልነጋሽ እንትከውን፣ ብዝተፈጠረ ናይ ኢትዮጵያን ትግራይን ኩናት ብከቢድ ብረት ተወቂዑ ዝዓነወ እዩ።

እዛ ኣብ ላዓሊ ትርአ ዘላ ሰበይቲ ብጥዑም ዝኾነ ኣከዳድና ባህሊ ትግራይ ጥልፍታት ዓድና ተርኤና ኣላ። ከምኡ እውን ኢዳ ሒና ማጥቆርያ ጌራ ኣላ።

ዝፈረሰ መንደቕን ፍርስራስን ዘርኢ እዩ። እዚ መብዛሕትኡ ግዜ ውጽኢት ከም ምንቅጥቃጥ ምድሪ፡ ፍንጀራ፡ ወይ መጥቃዕቲ ኣየር ዝኣመሰለ ሓደጋ እዩ። እቲ ቀንዲ ምኽንያት ተግባራት ሰባት እንታይ እዩ?

ኣብዚ ዝረአ ዘሎ ምስሊ ወተሃደራዊ ክዳን ዝለበሰ ላዕለዋይ ወተሃደር እዩ። ኣብ ቅድሚ ባንዴራታት ኢትዮጵያ ኮፍ ኢሉ ብትኽክል ክዛረብ ይርአ ኣለዋ።

እዚ ኣብዚ እዋን ኣብ ምርኢት ዝርከብ ገዛ ኣብ ዝርከብ ዓቢ ቴሌቪዥን ዘርኢ እዩ። እቲ ቴሌቪዥን ዝተበላሸወ ይመስል፣ ብድሕሪኡ ድማ ቀይሕ ብርሃን ዘለዎ መስኮት ይርአ። ብየማን ሓደ ሰብኣይ ነቲ ቴሌቪዥን ብኢዱ ናብኡ ከመልክት ይርአ።

ካብ ዓይነታት ተሽከርከርቲ ሓንቲ ዝኮነት ናይ እክሊ መዕፀዲ ኣብ ቅድሚኣ ኣርባዕተ ክቢ በሊሕ ሓፂን ዘለዋ ማሽን እንትከውን፣ ንግዜን ጉልበትን ደቂ ሰባት ብጣዕሚ ቆጣቢት እያ።

ኣብዚ ሕዚ እዋን ንማይ፣ ንሰዋ መፅሙቂ ብጎማ ካብ ዝተሰርሑ ሜርሚላትን መሳርሕታትን እዩ ዝጥቀም ዘለው። እዞም ካብ ጎማ ዝተሰርሑ መትሓዚ ማያትን ዝተፈላለዩ ነገራትን ካብ ሓዊ ክንከላከሎ ይግባእ።

ይህ የሚያሳየው የከተማው የትራንስፖርት አገልግሎት የአካል ጉዳተኞችን ፍላጎት ከግምት ውስጥ ያስገባ መሆኑን ነው።"ሸገር" አውቶቡስ አገልግሎት በኢትዮጵያ ውስጥ የትኞቹ ከተሞች ላይ በዋናነት ይገኛል?

ኣብዚ ሕዚ እዋን ኣብ ሚዲያታትትግራይ ካብ ዝዝውተሩ ዜናታት ትግራዋይ ባህጊ ሰላም ኣለዎ ዝብሉ ዜናታት እዮም። እዞም ዜናታት ትግራዋይ ካብ ጥንቲ ኣትሒዙ ንቦታ ንምስፍሕፋሕ ይኹን ስልጣን ንምስፋይ ዝገበሮ ኩናት ከምዘየሉ ዘይገልፁ ዜናታት ስለዝኾኑ ብእዋኑ ክእረሙ ኣለዎም።

ንዝተጸገሙ ሰባት መዕቆቢ ኮይኑ፡ ሰማያዊ ፕላስቲክ ወይ መንደቕ ዳስ ዘለዎ እዩ። ኣብ መንጎ እቶም ዳሳት ሓደ ህጻን ደው ኢሉ ይርአ። እዚ ድማ እቲ ቦታ ዘሕዝንን መዕቆቢ ተመዛበልቲ ምዃኑን ዘመልክት እዩ።

ሓደ መንእሰይ ኣብ ናይ ቀምቃሚ ወንበር ተቐሚጡ ይቕምቀም ኣሎ፡፡ እቲ ናይ ጨጉሩ ስታይል ፓንከር እዩ፡፡ እዚ ዓይነት ስታይል ዓበይቲ ሰባት ይቕበልዎ ዶ?

ትኩስ ቡና ኣብ ደስ ዝብል ፃዕዳ ቢከሪ ተቐዲሑ ምስ እንፋሎቱ ይርአ ኣሎ፡፡ ቡና ምስታይ ኣብ ጥዕና ዘምፅኦ ኣሉታዊ ሳዕቤን እንታይ እዩ?

ባህላዊ መጋየፂ ካብ ዝባሃሉ መመላኽዕታት ሓደ ዝኾነን ብፀሊም ሃሪ ዝተኣሰረ ወርቃዊ መስቀል ዘለዎ ጸሊም መንጠልጠሊ ዝለበሰት ወይ ዝዓነቐት ሰበይቲ ትረአ ኣላ።

እዚ ኣብ ዕዳጋ ዝርከብ ገዛ ኮይኑ፡ ኣብ ልዕሊኡ ብዙሓት ብጫ ጎማታት ተደራሪቦም ኣለዉ። ኣብ ታሕቲ ብሓጺን ዝተሰርሑ ኣቁሕታት፡ ባህላዊ ኣቑሑት ገዛን ሕብራዊ ፕላስቲክ ጎማታትን ኣለዉ። ኣብ ቅድሚት ሰባት ደው ኢሎም ይጥምቱን ይዕድጉን ኣለዉ።

ኣብዚ ዘሎ ኣቕሓ ደፍተር እዩ። ሰማያዊ ስፓይራል ደፍተር ኮይኑ ኣብ ልዕሊኡ ቅርጺ ማዕበል ዝተቐብአ እዩ። ኣብ የማናይ ሸነኽ “ኣቋራጭ ደፍተር”ን “ሲማሊን”ን ብደቂቕ ፊደላት ተጻሒፈን ኣለዋ። ስም ወይ ኣርእስቲ ንምእታው ጻዕዳ ባር ኣሎ።

እዚ ኣብ ንጹር መዓልቲ ዝተጸገነ ገዛ ዘርኢ እዩ። ኣብ ቅድሚት ድማ ኣብ መንደቕ ሓደዓቢ ናይ ሓጺን ኣፍደገ ተቐሚጡ ኣሎ። እቲ ገዛ ብቐይሕ ቆርቆሮ ዝተቓልዐ መናድቕን ዝተሃንጸ ኮይኑ፣ ብድሕሪት ድማ ዓቢ ገዛ ይርአ። ቀጠልያ ኣግራብን ንጹር ሰማይን ኣብ ከባቢኡ ይርአ።

ኬይ ኬይ ናይ ማንጎ መስተ ካብቶም ኣብ ሃገርና ካብ ዝርከቡ ዓይነታት ፁማቅ ሓደ እዩ። እዚ ዓይነት ፅማቅ ካብቶም ኣብ ሃገርና ኢትዮጵያ ካብ ዝርከቡ እቲ ዝሓሸን ዝበለፀን እዩ።

እዚ ብሰማያዊ ቀጠልያ ጎቦ ዝተሸፈነ ክቢ ቤተክርስትያን ዘርኢ እዩ። ብዙሓት ሰባት ኣብ ዙርያኣ ደው ኢሎም፡ ክኣትዉ ወይ ክወጹ ይረኣዩ። ኣብ ናሕሲ ቤተክርስትያን መስቀል ኮይኑ እቲ ክፍሊ ብተኽሊ በረኻ ዝተኸበበ እዩ።

ኣብዚ ሕዚ እዋን ሰባት ናይ ውልቀ መፀባበቅታት ኣብ ምግዛእን ይርከቡ። ይኹን እምበር እቶም መፀባበቅታት ኣጠቃቅምኦምን ኣብ ምንታይ ግዘን ቦታን ከም ዝጥቀሙ ብዘይ ምፍላይ ንዝተፈላለዩ ውሽጣውን ደጋውን ሕማማት ኣብ ምቅላዕ ይርከቡ።

ናይ ማይ መኪና ዘርኢ እዩ። ጻዕዳ ካቢን ኣለዎ፣ ብድሕሪት ድማ ዓቢ ቀይሕ ማይ ታንኪ (ታንከር) ኣለዎ። ኣብ ኢትዮጵያ ኣብ ኣየኖት ከባቢታት ኢና እዚ ዓይነት "ጥዕና" ዝዓይነታ ናይ ማይ መኪና ንረክብ?

ናይ በዓል ሽመት ቆቢዕ ቅርፂ ዘለዋ አርማ ብቀይሕ ሕብሪ አብ ሓመኩሽታይ ሕብሪ ባንዴራ ተቀሪፁ ይርከብ፡፡ እዛ ባንዴራ አርማ መቀለ ዝብል ፅሑፍ ዘለዋ አብ ሰማያዊ ሕብሪ ድሕረ ባይታ ትርከብ፡፡ እዛ ባንዴራ ናይ መን እያ?

ሓደ ሰብ ቡን እናጠበሰ ዘርኢ እዩ፤ እቲ ዝተጠበሰ ቡን ብባህላዊ ኣገባብ ኣብ ዕንጨይቲ ዝተሰርሐ ሰፍኢ ይፈስስ ኣሎ። እዚ መስርሕ ምድላው ቡን እንታይ ይበሃል?

ጥርሙዝ ወይንን ብርጭቆታትን፦ ብጸጋም ጥርሙዝ ጻዕዳ ወይንን ብርጭቆ ዊስኪ ወይ ካልእ ብርቱዕ መስተ ምስ በረድን ኣሎ። መስተታት ኮክቴል፦ ኣብ ማእከል ድሙቕ ቀይሕ፡ ሰማያውን ቀጠልያን ኮክቴል ኣብ ነዋሕቲ ብርጭቆታት ይርከቡ።

እዚ ኣብ ሓደ ኸባቢ ዝርከብ ጽርግያ ህንጸት ዘርኢ እዩ። ከቢድ ማሽናት ሓደ ዅዕታ ነቲ መገዲ እናኮዓቶ ኮይኑ ሰራሕተኛታት ብዙሓት ናይ ድሕንነት ጃኬት ዝተኸድኑ ሰራሕተኛታት ህንጸት ኣብቲ ቦታ እዮም ዘለዉ።

እዚ ኣብ ግዳም ዝቐርብ ባህላዊ ምግቢ ኣብ ዕንጨይቲ ኣብ እተሰርሐ ምድጃ ብካይላ ዝሰርሕ ድስቲ እዩ። ጸብሒ ንምድላው ዘገልግል ባህላዊ ኣቕሓ ምግቢ እዩ። እቲ ምድጃ ብሰለስተ እምኒ ወይ ብጭቃ እተሰርሐ ምድጃ ሓዊ እዩ።

ኣብ ጎደና ከተማ በይኑ ዝኸይድ ጻዕዳ ዓርቋብ ፈረስ ይረአ ኣሎ። እቲ ቀንዲ ነገር ጻዕዳ ወይ ፍኹስ ዝበለ ግራጭ ፈረስ ምዃኑ እዩ። ኣብ ማእኸል ጎደና እናተጓዕዘ እዩ ዝረአ። እቲ ኣድጊ ኣብ ጸሊም ኣስፋልት ጽርግያ ይኸይድ ኣሎ።

ናይ ኤለክትሪክ ስፌት መኪና ትርአ ኣላ፡፡ እዛ መኪና ስራሕቲ ንምቅልጣፍን ጉልበት ንምቕናስን ኣገዳሲት እያ፡፡ እዛ መኪና ሓለፍኣ እንይ ምዃኑ ክተረድኡ ትኽእሉ ዶ?